ታሪክ ክብለና ከተሎ ብወዲሰብ ዝተገበረ ኣገረምቲ ነገራት ታሪክ ኢልና ክንሕዞ ንእል፡፡ ተፈጥሮ ክብለና ከሎ ከኣ ንወዲሰብ ይኩን ንካልኦት ፍጥረታት ዝተፈጠረ ተፈጥራአዊ አገረምቲ ተፈጥሮታት ንኣብነት ከም ፀሓይ ማይ ወዘተ ቡዙሓት ተፈጥሮ ኣለዉና፡፡

መስተታት ክንብልከለና ብዙሓት ዓይነት መስተታት ኣለው ብብዙሕ ዓይነታት ክንገልፆ ንክእል ኢና ንኣብነት ብኣልኮል ዘሎ መስተታት ኣልኮል ዘይብሎም መስተታት ኢልና ክንገልፆም ንክእል ንወዲ ሰባት ኣድለይቲ ካብዝብሃሉ ነገራት እውን መስተ እዩ።

ፖለቲካ ማለት ናይ ዘል ሓደሽቲ ነገራት ዘሎ ናይ ሃገረ ኹነትት ክኾን ይኽእል ፣ናይ ሕብረተሰብ ኹነትት ኽኾን ይኽእል፣ አብ መንጎ ደቃ ሰባት ዘሎ ናይ ሓሳብ ልውውጥ ወይ ከዓ ናይ ሓሳብ ምቅይይር ማለት እዪ።

ቤት ምግብን መስተን ዝበሃል ቤት ምግብን መስተን ዝበሃል ብዝተፈላለዩ ዓይነታት ምግብን ዝተፈላለዩ ዓይነት መሥተን ዝርከቦ ገዛ ኾይኑ ኼድካ እትምገበሉ እዩ።

ማሕበራዊ ሚድያ ክብለና ከሎ ደቂ ሰባት ሓበሬታ ዝለዋወጥሉ ወይከዓ ሰላምታ ዝለዋወጥሉ ብዘመናዊ ስሪሒት ዝተሰርሐ ናይ ሓበሬታ ምልውዋጥ ከይዲ እዩ ማሕበራዊ ሚድያ።

ናይ ገዛን በረኻን እንስሳት ክንብል ከለና ናይ ገዛ ማለት ምስ ሰብ ተላሚዶሞ ኣብ ገዛ ዝነብሩ እንትኾኑ ናይ በረኻ እንስሳት ካብ ሰብ ተፈልዮም ምስ ኣብ በረኻ ዝነብሩ እንስሳት ናይ በረኻ እንስሳት እንብሎም።

ናይ ገዛ ኣቑሑ ክብለና ተሎ ናይ ን ዕለታዊ መነባብሮና ን ክሕግዙና ዝኽእሉ መሳርሕታት ማለት አዩ። ን ኣብነት ዕለታዊ ምግቢ ንምስራሕ ዘድልዩና ኣቑሑ ማንካ፣ ብረድስቲ እዚኦም ዓይነታት ናይ ገዛ ኣቑሑ ይበሃሉ ።

ኤርቴክቴክቸርን ህንፃ ስራሕን ኽንብል ከለና ህንፃ ንምስራሕ ቀዳማይ ኣድላይ ኤርቴክቴክቸር እዩ። ኤርቴክቴክቸር መሰረት ንድፊ ኣውፂእኻ ህንፃ ስራሕ ንኽትሰርሕ ይሕግዘካ ማለት እዩ።

አርማ ማለት ምልክት ማለት እዩ። ብዙሓት ዓይነት አርማታት አለዉና ሃገራት ክኮና ይክእላ ክልላት ክኮና ይክእላ አብ ባንዴእ አን ዘቅምጠኦ ምልክት አርማ ኢልና ንፅወዖ። አብ ካልኦት እውን ክቅመጥ ይክእል እዩ ን አብነት አን ዝመፅእ ፋሽን ሓደሽቲ ክዳውንቲ ን ጫማ ዝቅመጥ ምልክት አርማ ንብሎ።

ኣትክልትን ኣሕምልትን ኽብለና ከሎ አ እዚኦም ናይ ካብ ዓይነታት ናይ ወድሰብ ኣመጋግባ ክኣትው ዝግቦኦም እዮም። ሙሉእ ጥዕና ንኽህልዎ ወድሰብ ኣትክልትን ኣሕምልትን ክምገብ አለዎ።

ማሽናት ክንብል ኸለና ቡዙሓት ዓይነት ማሽናት ኣለውና ኢዚኦም እውን ንወድሰብ ኣብ ዕለታዊ ናብርኡ ይኹን ኣብ ዝተፈላለያ ናብራ ዝሕግዙና አቁሑ እዮም።